ፀጉሪ ማለት ናይ ሓደ ውዲሰብ ክፍለ ኣካል ኣዩ። ኣብነት ኣብ ርእስና ዝርከብ ጸጉሪ ከም መማላኪዒ ንጥቀመሉ ፀጉሪ ብክልተ መንገዲ ንክንረክቦ ንኽእል ።እቲ ሓደ ብተፎጥራዊ እንትኸዉን እቲ ኻልኣይ ሰብ ስራሕ እዩ። ንስኹም ኸ ኣይናይ ፀጉሪ ተጠቀምቲ ኢኹም?

ትራንስፖርትን ተሽከርከርትን፡- ደቂ ሰባት ስርሖም ኣብሓፂር ግዜ ንከሳልጡ፣ ዝደለይዎ ንክሰርሑን ይጥቀምሎም፡፡ ኣብ ሓደ ቦታ ናብ ካሊእ ቦታ ብዝቀልጠፈ ንክበፅሑ እውን ዘመናዊ መጓዓዝያ ይጥቀምሎም፡፡ ንኣብነት መኪና፣ ባቡር፣ ኣየር ንስኩም ከ ኣብ ሓፂር ግዜ ስራሕኩም ንክተሳልጡ እንታይ ዓይነት መጓዓዝያ ትጥቀሙ?

ባንዴራ ዝብል ቃል ካብ ጣልያን ዝተወረሰ እንከውን ትርጉሙ ከዓ ዓላማ ማለት እዩ ።ብተወሳኪ ድማ ናይ ሓንቲ መንነት መግለፂ እውን እዩ። ንስኩም ከ ንባዴራኩም እንታይ ዓይነት ኣረእያ ኣለኩም ?